እዚ እንሪኦ ዘለና ምስሊ ሃይማኖታዊ ኮይኑ ሓደ ቆልዓ ናይ ኦርተዶክስ መፅሓፍ ቁዱስ ሒዙ ንሰባት እንተሳልም ከሎ ዘርኢ ምስሊ እዩ፡፡

እዚ እንርእዮ ዘለና ምስሊ ካብ ዓሌታት ተክሊ ኮይኑ ፍሉይ ሽሙ ድማ ማንጎ ዝብሃል ኮይኑ ኣብ ሓደ ተደረዲሩ እንከሎ ዘርኢ ምስሊ እዩ።

እዚ እንሪኦ ዘለና ካብ ዓይነታት መጋየፂ ኮይኑ ወይድማ ማዕተብ ኣብ ክሳድካ ዝግበር ኮይኑ ፍርቁ ከም መስቀል ዓይነት ዝተሰርሐ ፍርቁ ድማኒ ከም ናይ ሓወልቲ ኣክሱም ዓይነት ቅርፂ ዝተሰረሐ ምስሊ ዘርኢ እዩ።

እዚ ንሪኦ ዘለና ምስሊ ኣብ ዕዳጋ ኮይኑ ጌሾ ድማ ኣብ መዳበርያታት መሊኡ ዘርኢ ዓይነት ምስሊ እዩ፡፡

እዚ ንሪኦ ዘለና ምስሊ ሰባት ተር ኢሎም እናከዱ ኣብ ርእሶም እውን መሶብ ዝበሃል ናይ ኢንጀራ መቀመጢ ካብ ላካ ዝተሰርሐ ተሸኪሞም ዘርኢ ምስሊ እዩ፡፡

እዚ እንሪኦ ዘለና ኣብ ምስሊ ኣብ ከተማ ኣክሱም ዝርከብ ኮይኑ ኣብ ከባቢ እንዳ ማርያም ፅዮን ዝርከብ ኮይኑ እታ ተክሊ ዳዕሮ ትባሃል፡፡ እቲ ከባቢ ድማ ዳዕሮ ዒላ እንዳተባሃለ ይፍለጥ፡፡

እዚ ንሪኦ ዘለና ምስሊ ካብ ዓይነት አትክልቲ ኮይኑ ፍሉይ ሽሙ ድማ አቨካዶ ዝበሃል ኮይኑ አብ ሓደ ተአኪቡ ከሎ ዘርኢ ምስሊ እዩ።

እዚ እንርእዮ ዘለና ምስሊ ካብ ዓይነታት ምግቢ ኮይኑ ጋዓት ድማ ይባሃል። ከምኡ ድማ ኣብ ማእከሉ ፀብሒ ተገይርሉ ማንካ እውን ኣብ ማእከሉ እናሃለወ ዘርኢ ምሰሊ እዩ።

እዚ እንሪኦ ዘለና ምስሊ መሳርሒ ኮይኑ ን ስኒ መፅረዪ ወይ ድማ መጎፅጎጺ ዘገልግል ዓይነት መሳርሒ እዩ::

እዚ እንሪኦ ዘለና ምስሊ መርዓትን መርዓውን ሓቢሮም እንዳከዱ ከምኡ ድማ ኣዕርክቲ ናይ መርዓትን ኣዕርክቲ ናይ መርዓውን ብሓንሳብ እናተጫወቱ እናከዱ ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ሓደ መንእሰይ ካብ ዓይነታት እስፖርት ክብደት ምልዓል አናልዓለ ከሎ ዘረኢ ምስሊን ከምኡ እዉን ኣብ ጥቕኡ ከቢቦም ህዝቢ እንዳረኣይዎ ከለዉ ዘርኢ ምስሊ እዩ።

እዚ እንሪኦ ዘለና ምሰሊ ናይ ኦርቶዶክስ ተዋህዶ ሃይማኖት ቤተ ክርስትያን ወይ ድማ መንበረ ሰላማ ቤተ ክህነት ትግራይ ጳጳሳት ወይ ድማ መራሕቲ ሃይማኖት ብሓደ ተሳኢሎም ከለው ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ካብ ዓይነታት ኣሕምልቲ ኮይኑ ሽሙ ድማ ጥቑልል ሓምሊ እንዳተባሃለ ዝፅዋዕ ወቂሊ ከሎ ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ባንዴራታት ኮይኑ ናይ ኢትዮጲያ ሃገራዊ ባንዴራን ከምኡ ድማ ናይ ኢትዮጵያ ንግዲ ባንኪ ባንዴራ ዘርኢ ምስሊ እዩ ።

እዚ እንሪኦ ዘለና ምስሊ ህዝቢ ተኣኪቡ 11 ለካቲት መበል 45 ኣብ ዘኽብረሉ ሰዓት ዘርኢ ምስሊ እዩ::

እዚ እንሪኦ ዘለና ምስሊ ቤተ ክርስቲያን ኮይኑ ካብ እምኒ ተቀሪፁ ዝተሰርሐ ቤተ ክርስቲያን ዘርኢ ምስሊ እዩ ።

እዚ ንርኦ ዘለና ምስሊ ሃይማኖታዊ ኮይኑ ተምሃሮ ሰንበት ቤት ክርስትያን ቆሞም ከለው ዘርኢ ምስሊ እዩ ወይ ድማ ምርኢት እንዳርአየ ከሉው ዘርእ ምስሊ እዩ።

እዚ ንሪኦ ዘለና ምስሊ መፅሓፍ ኮይኑ ብትግርኛ ዝተፅሓፈ መፅሓፍ ኣርእስቱ እዉን ክስታይ ዝብል ብግርማይ ገብሩ ዝተፅሓፈ መፅሓፍ ትግርኛ እዩ ።

እዚ እንሪኦ ዘለና ምስሊ ካብ ተፈለጥቲ ካብ ዝበሃሉ ሰባት ኮይኑ ዶክተር ደደ ደጀን ዝበሃል ናይ ውድብ ባይቶና መራሒ ወይ ድማ አቦ ወንበር እዩ፡፡

እዚ እንሪኦ ዘለና ምስሊ ብዓለምና ካብ ተፈለጥቲ ካብ ዝበሃሉ መራሒ ናይ ኢትዮጵያ ኮይኑ ሽሙ ድማ ነብስሄር መለስ ዜናዊ ይበሃል።

እዚ ንሪኦ ዘለና ምስሊ ካብ ዜና ኣውታራት ኮይኑ ብድምፂ ወያነ ቴለቭዥን ዝተመሓላለፈ ዜና ኾይኑ እቲ ዜና ድማ ኣርእስቱ መልእኽቲ ብፁእ ኣቡነ ሊባኖስ ናይ ኦርተዶክስ ተዋህዶ ቤተክርስያን ትግራይ ጳጳስ ዘሕለፍዎ መልእኽቲ ዘርኢ ምስሊ እዩ ።

እዚ ንሪኦ ዘለና ምስሊ ካብ ዜና ኣውታር ኮይኑ ድምፂ ወያነ ቴለቭዥን ዝበሃል ዜና አዉታር ኮይኑ መልእክቲ ጀነራል ታደሰ ወረደ ዘመሓላለፎ መልእኽቲ ዝተመሓላለፈ ዜና እዪ።

እዚ እንሪኦ ዘለና ምስሊ ካብ ጎማን ፣ገመድ ወይ ድማ ጀንጥላ ካብ ዝተባሃለ ዝተሰርሓ ዓይነት ጫማ ኮይኑ ሽሙ ድማ ጎማ ጫማ እንዳተባሃለ ይፅዋዕ፡፡

እዚ እንሪኦ ዘለና ምስሊ ዕትሮ ዝብሃል ኮይኑ ንማይ መትሓዚ ከምኡውን ንስዋ መትሓዚ ዘገልግል ዓይነት ኣቕሓ እዩ።

እዚ እንሪኦ ዘለና ምስሊ ባንዴራ ኾይኑ ካብ ኣብ ትግራይ ዝርከባ ዉድባት ሓንቲ ህወሓት ትብሃል ዉድብ ባንዴራ ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ኣብ ውሽጢ ቤት/ቲ ኣብ ክላስ ኮይኑ መምህር ንተምሃሮ እንዳምሃረ ኸሎ ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ካብ ዓይነታት ኣትክልቲ ኮይኑ ፓፓዮ ዝበሰለን ዘይበሰለን ከይተመንጠሰ ከሎ ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ አብ ናይ ቤተክርስቲያን መእተዊ ይፋ ስብ ቀሽ ጠቅሊሎም ዘሪኢ ምሲሊ እዩ፡፡

እዚ ምስሊ ደቂ ኣንስትዮ ናይ ኣሸንዳ ደርፈ እንትደርፋ እዩ።

እዚ እንሪኦ ዘለና ምስሊ ሰባት ተአኪቦም እንዳሳዕስዑ ከምኡ ድማ ደራፊ ንጉሰ አባዲ ብክራሩ ገይሩ እናጫወቶም ከሎ ዘርኢ ምስሊ እዩ ።

እዚ እንሪኦ ዘለና ምስሊ ካብ ናይ እንስሳ ገዛ ኾይነን ላሕሚ ወይ ድማ ከፍቲ ዝባሃላ ማይ እንዳሰተያ ከላዋ ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ሃይማኖታዊ ኮይኑ ናይ ኦርቶዶክስ ተዋህዶ ሃይማኖት ኮይኑ መርዓትን መርዓውን ብተክሊል ተመርዕዮም ቅዱስ ስጋን ክቡር ደሙን ናይ ጎይታና መድሓኒትና እየሱስ ክርስቶስ ተቀቢሎም ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ካብ ዓይነታት መሳርሒ ኮይኑ ፍሉይ ሽሙ ድማ ጉጤት እንዳተበሃለ ዝፍለጥ ዓይነት መሳርሒ እዩ።

እዚ እንሪኦ ዘለና ምስሊ ናይ ገዛ እንስሳ ኮይና ብጋይት ዝወለደታ ን እሽተይ ምራክ ኮይና ወይ ድማ ብተይ ትበሃል::

እዚ ንሪኦ ዘለና ምስሊ ሃይማኖታዊ ኮይኑ ናይ እስልማና ሃይማኖት ተከተልቲ ኣብ ኣደባባይ ወፂኦም እናፀለዩ ከለው ዘርኢ ምስሊ እዩ ።

እዚ እንሪኦ ዘለና ባንዴራ ብጫን ቀይሕን ከምኡ ድማ ኣብ ማእከላ ብብጫ ኮኸብ ዝተሰኣለ ምልክት ዘለዋ ኮይና ናይ ክልል ትግራይ ባንዴራ ድማ እዩ፡፡

እዚ እንሪኦ ዘለና ምስሊ ናይ በረካ እንስሳ ኮይኑ ካብ ተስሓብትን ሰጎምትን ዓይነት እንስሳ ኮይኑ ፍሉይ ሽሙ ድማ ዓንጎግ እናተብሃለ ዝፍለጥ እዩ።

እዚ እንሪኦ ዘለና ምስሊ ናይ ክለተ ሰራዊት እግሪ ኮይኑ እቲ ሓደ ከስክስ ጫማ መሊሱ እቲ ካልኣይ ድማ ኰነጎ ጫማ መሊሱ ዘርኢ ምስሊ እዩ፡፡

እዚ እንርእዮ ዘለና ምስሊ ሓደ ሰብኣይ ንጨጉሩ በመሰንተር ገይሩ እናሰንተሮ ከሎ ዘርኢ ምስሊ እዩ::

እዚ እንሪኦ ዘለና ምስሊ ገዛዉቲ ኮይኑ ብዕንጨትን እምንን ጌሩ ዝተሰርሐ እዩ ወይ ደማ ህድሞ እናተብሃለ እዉን ይፍለጥ።

እዚ እንሪኦ ዘለና ምስሊ ካብ ናይ ሕጊ ኣክበርቲ ኮይኑ ክልተ ሰራዊት ትግራይ ጓልን ወድን ሰላም እንዳተባሃሉ ዘርኢ ምስሊ እዩ ።

እዚ እንሪኦ ዘለና ምስሊ ማሕዘል ናይ ህፃውንቲ ኮይኑ ካብ ቆርበት ዝተሰርሐ ባህላዊ መሕዘሊ ድማ እዩ፡፡

እዚ ንሪኦ ዘለና ምስሊ ሳዕስዒት ኮይኑ አብ ከባቢ ተምቤን ዓብዪ ዓዲ ዝጫወት ሳዕስዒት ኮይኑ ፍሉይ ሽሙ ድማ አዉርስ እናተብሃለ ይፅዋዕ።

እዚ ንሪኦ ዘለና ምስሊ ካብ ኣዉታር ዜና ኮይኑ ቴሌቪዥን ትግራይ ዜና ስፖርት ኣብ ዝመሓላለፈሉ ሰዓት ዝተቀረፀ ዘርኢ ምስሊ እዪ ።

እዚ እንሪኦ ዘለና ምስሊ አብ ቤት ትምህርቲ ኮይኑ ተመሃሮ ኮምፒተር እናተፈተኑ ከምኡ እውን መምሃራን ጠጠው ኢሎም እናሓለውዎም ዘርኢ ምስሊ እዩ ።

እዚ እነሪኦ ዘለና ምስሊ ቴሊቭዥን ትግራይ ዜና ስፓርት ዝተመሓላለፈ ዜና ኮይኑ ብዛዕባ ኩዕሶ ሰኪዒት ዝገልፅ ዜና ድማ እዩ፡፡